እዚኦም ኣመራርሓ ዞባ ደቡብ ምብራቅ እንትኮኑ ሓደ ፖሎቲካዊ ፖሎቲካ ውድብ ምውጋን ፀገም ህዝቢ ዘጋድድ እምበር ዘፍትሕ ዘይኮነ ክእረም ይግባእ ዝብል መግለፂ ቁዋም ዘውፅኡ እዮም። ካብ ዚኣቶም ትፈልጥዎም ሰለስተ ጥቀሱ።

እዞም ንሪኦም ዘለና ኣሕምልቲ ብፅሒት ማሕበረሰብ ኢትዮጵያ ንምግብነት ዝጥቀመሎም እንትኸውን ካብዚኦም ከ እንታይ ተፈለየ ጥቕሚ ንረክብ ይመስለኩም?

እዞም እትሪእዎም ዘለኹም ተማሃሮ ኣብ ጥቀኦም ናይ ኢትዮጰያን ናይ ትግራይ ባንዴራ ዝርከብ እንትኸውን እዞም ተማሃሮ ዝርከብሉ ቤት ትምህርቲ እንታይ ብምባል ይፍለጥ ?

እዛ ትሪእዋ ዘለኹም ኣርማ ናይ ኮምሽን መረፃ ብሄራዊ ክልላዊ መንግስቲ ትግራይ ንብዙሕ ዓመታት እናተጠቐምናሉ ዝፀናሕና እንትንኸውን መዓዝ ተመስሪቱ ኸ ይመስለኩም?

እዝ ተኽሊ ብጣዕሚ ደስ ባሃላይ ጣዓምን ብጥዕሚ ጥዑም ዝኾነ ጣዕሚ ዘለዎ እንትኸውን ኣብ ፍራ ምረ ድማ ይምድህ ስለዚ እዚ ንሪኦ ዘለና ኣብ ታይ ታባሂሉ ይፅዋዕ ሹሙ?

እዙ ገፃ መሬት እዙይ ዝተፈላለዮ ጐቦታትን ሽንጥሮታትን ዝረከቦ ትኸወን ብተወሳኺ ድማ ዝለምዐ መሬት ንምልከት ኣለና እዚ ቦታ እዚ ታይ ተባሂሉ ይፍለጥ?

እዛ ንሪኣ ዘለና መንእሰይ ፅቡቕ ኣሰራርሓ ፀጉሪ ተጠቒማ እንትትከውን እዚ ዓይነት ኣሰራርሓ ፀጉሪ ወይ ድማ መፀባበቒ ገይራቶ ዘላ ኣበይ ከባቢ ወይ ድማ ኣበይ ቦታ ይጥቀማሉ?

እዚ ባህላዊ መጋየፂ እንትኸውን ብፍላይ ድማ ጎርዞታት ደቂ ኣንስትዮ ዝጥቀማሉ እዩ፡፡ እዙይ ድማ ፍሉይ ሽሙ ወይድማ መፀዊዑኡ እንታይ ተባሂሉ ይፍለጥ?

እዚ ተጋዳላይ ጆን መዲድ ወይ ድማ ተጋዳላይ ዮሃንስ ተባሂሉ ዝፍለጥ ኮይኑ ጅግና ተጋዳላይ ናይ ትግራይ እዩ:: ስለዚ ድማ እዚ ዝመርሖ ግንባር ናይ ኣበይ ምኳኑ ግለፅ ?

ናይ ግብፂ ኦርቶዶክስ ቤተክርስትያን ፓትራሪክ ብቅዱስነቶም ኣውነ ሲኖዳት ሳልሳይ ከም ዝፃሓፍዎ የተስፋ ሂወት ትብል መፅሓፍ ብኣያሌው ዘእየሱስ ተተርጊማ ዝቐረበት መፅሓፍ ክንደይ ገፅ ዝሓዘት ትመስለኩም ?

እዚ ገዳም ፍሉይ ኣሰራርሓን ብጣዕሚ መስሕብ ዘለዎ እንትከውን ጥንታዊ ድማ ይመስል። ስለዚ እዚ ንምልከቶ ዘለና ገዳም ኣብ ምንታይ ቦታ ዝርከብ ይመስለኩም ?

እዚ ምህዋረ ዜና እዚ ኣልጄዚራ ተባሂሉ ዝፍለጥ እንትኸዉን ዝተፈላለያ ደቂ ኣንስትዮ ድማ ሓሳበን ናብዚ ኣልጄዚራ እንዳቕረባ ይርከባ። ንምኻኑ እዚ ምህዋረ ዜና እዚ ኣበይ ይመስለኩም?